ዝተፈላለዩ ናይ ደቂ አንስትዮ መፀባበቂ ዝኮኑ ኮስሞቲክሳት አብ አልኮል ሕብሪ ድሕረ ባይታ ይርከቡ፡፡ ንአብነት ከም ዝተፈላለየ ሕብሪ ዘለዎም አዝማለቶ፣ ፓውደር ምስ መቅቢእኦምም እርሳስ ኩሕሊን አብ ፃዕዳ ሕብሪ ጣወላ ይርከቡ፡፡ ናይ ሓደ ፓውደር ዋጋ ክንደይ እዩ?

ፋብሪካ ሰሙና እዚ ኣብ ኣክሱም ይርከብ ። እዙይ ፋብሪ ግን ኣብ ግልጋሎት ኣብ ምሃብ ኣይርከብን ። እዙ ፋብሪካ እዙይ ኣብ ክንደይ ሄክታር ዝዓረፈ ይመስለኩም ?

ፍሉይ ዲዛይንን ፅባቐን ዘለዎ፡ ቪላ ገዛውቲ ይርአዩ ኣለዉ፡፡ ብምቾት ንምንባር ኣነ ቪላ ገዛ እየ ዝመርፅ፡፡ ንስኹም ከ እንታይ ዓይነት ገዛ ትመርፁ?

ናይ ኣሜሪካ ኣላሕም ኣብ ሰፈረን ኮይነን ምግቢ እናተመገባ ሓደ ሰብኣይ ደዉ ኢሉ ይህበን ኣሎ። እቲ ዝበልዓሉ ዘለዋ መብልዒ ቦታ እንታይ ይበሃል?

ኣብ ኢትዮጵያ ካብ ዝርከቡ ባህላዊ ምግብባት ሓደ ዝኮነ ክትፎ ብቆጮ እንጀራን እዩ። ክትፎ ንጥዕና ደቂ ሰባት ብጣዕሚ ጠቃሚ ምኳኑ ትፈልጡ ዶ?

ብርክት ዝበላ መካይን ተራ ሒዘን ብናይ አዲስ አበባ ሳፋሪ መንደር ዝርከብ ስፓልት እናተጓዓዛ ይርከባ፡፡ ሰባት እውን ብእግሮም እናተጓዓዙ ይርከቡ፡፡ ወይ መንደር አዲሰ አበባ ኩሉ ግዜ ተራ እዩ፡፡

ሓንቲ ጓል ኣንስተይቲ ፍልይ ዝበለ ዲዛይን ዘለዎ ልብሲ ተኸዲና ኣላ፡፡ ንሳ ነቲ ኣልባስ እያ ተፋልጥ ዘላ፡፡ ንምኻኑ ነዚ ተግባር ትሰርሕ ሰብ ሙያኣ ታይ ይበሃል?

ኣብዚ ዝተፈላለዩ ናይ መፀባበቅታት ይረአዩና ኣለዉ። ካብቲ ዝረአየና ዘሎ ሓደ ናይ ፀጉሪ ቅብኣት እዩ። እዚ ካብቶም መፀባበቅታት ሓደ ቅብዓት ቫቲካ ዝባሃል ይረአየና ኣሎ።

ናይ ክልል ትግራይ ባንዴራ ትርአ ኣላ፡፡ ኣብዛ ባንዴራ ማእኸል ናይ ኮኸም ምስሊ ኣሎ፡፡ እዚ ኮኸብ እንታይ ውክልና ወይ እንታይ ትርጉም ኣለዎ?

እዞም ስድራቤት ኮይኖም ሰለስተ ሰባት እንትኮኑ ሰባኣይን ሰበይትን ምስ ጋሎም ኮይኖም ድስ ዝብል ባህላዊ ክዳኖም ተከዲናም እንትኮኑ እተን ሰበይቲ እውን ቦርሳ ናይ ኢድ ኣንጥልጥለን እንትኮና እቶም ሰባኣይ ዝተከደንዎ ክዳን እንተይ እዳተበሃለ ይፅዋዕ

እዚ ምልክት ናይቲ ኣብ ከባቢ ትግራይ ዝርከብ ሓወልቲ ማሕበረሰብ ሰላም ኮይኑ፡ ኣብ ትግራይ ፍሉጥ ምልክት ማሕበረሰብ እዩ። እዚ ስእሊ ታሪኽን ሰላምን፡ ብሓምላይን ብርሃንን ዝተቐርጸ ጽባቐ ዘርኢ እዩ።

ኣብ ትግራይ ዝርከባ ደቂ ኣንስትዮ ትሑት መናባብሮ ዘለወን ተወዲበን ኣብ እስፖልት /ፅርግያ/ ዘፅርያ እንትኮና፣ ኣብ እስፖልት ምፅራይ ብጣዕሚ ከቢድ ምኳኑ ትፈልጡ ዶ?

ሙሉእ ፀሊም ሕብሪ ዘለዎ ሙሉእ ክዳን ተከዲኖም ዘለዎ ናይ ቤተ ክርስትያን ሰብ ዝኮኑ ወላዲ እዮም ። ኣብ ክንደይ ማዓልቲ ኢኩም ትከዱ ናብ ቤተ ክርስትያን?

ናይ ቀደም ኣርማ ኣገልግሎት ኣውቶቡስ ከተማ ኣንበሳ ዘርኢ እዩ። ኣብ ማእከል እቲ ኣርማ ኣንበሳ ዝዘልል ኣሎ። ኣብ ዙርያኣ "ኣንበሳ" ዝብል ናይ ላቲን ፊደላትን "ኣንበሳ" ዝብል ቃልን ብኣምሓርኛ ኣሎ። ከምዚ ዓይነት ሎጎ ዶ ሪኢኻ ትፈልጥ ኣብ ከባቢኻ?

ኣብ ሓደ ሱፐር ማርኬት ንዓይኒ ዝስሕብ ኣደራድራ ናይ ምግቢ ዝውዕሉ ዓይነታት ኣሎ ። እዚ ተደርዲሩ ዘሎ እንታት እንታይ እዩ ?

ኣዝዩ ታሪኻውን መንፈሳውን ቦታ እዩ! ኣብ ሰሜን ኢትዮጵያ ኣብ ወሰን ከተማ ውቕሮ ዝርከብ ጥንታዊ ናይ ኢትዮጵያ ኦርቶዶክስ ተዋህዶ ቤተክርስትያን ውቕሮ ቺርቆስ ዘርኢ እዩ።

እዚ ክልተ ሰባት ኣብ ማእከል ጽርግያ ደው ኢሎም ክዕልሉ የርኢ። ሓደ ካብኣቶም ኢዱ ኣልዒሉ ዝዛረብ ዘሎ ይመስል። ከተማዊ ምድላው ኮይኑ መካይንን ይንቀሳቐሳ ኣላዋ። እዚ ናይ ልሙድ መዓልታዊ ዕላልን ቀሊል ዕላልን ኣብ መንጎ ኣዕሩኽ ዘሎ እዩ።

አብዚ ምስሊ ዝረአ ዘሎ ብዙሕ ሰብ ተሰሊፉ ናብ ሓንቲ ብኤለክትሪክ ትሰርሕ መኪና እንዳአተወ ዘርኢ ኮይኑ ናይታ መኪና ሹም ኢሓደ እስጢፋኖስ ይብል፡፡ እዛ መኪና ግን አበይ ዓዲ እያ? አብ ዓድና ከምዚ ዓይነት መካይን ተአታትየን ድየን?

ኣብ ክልል ትግራይ ኣክሱም ዝርከብ መዕርፎ ነፈርቲ ሃፀይ ዮውሃንስ ራብዓይ የርኢ። ህንጻ መዕርፎ ነፈርቲ ብንጹር ይርአ፤ እቲ ህንፃ "ኣክሱም ሃፀይ ዮውሃንስ ራብዓይ መዕርፎ ነፈርቲ" ብቋንቋ ትግርኛን እንግሊዝኛን ዝተለጠፈ ዶ ይረአየኩም ኣሎ?

እዚ ባህላዊ ምግቢ ኢትዮጵያ፣ እንጀራ ምስ በርበረን ርግኦን ዘርኢ እዩ። እቲ እንጀራ ኣብ ዙርያ ወሰናስን ተዘርጊሑ፡ኣብ ማእከል ርግኦ ይቕመጥ፡ ኣብ ልዕሊኡ ድማ ቀይሕ በርበረ ይውሰኽ። እዚ ድማ ጥዑምን ኣብ ገዛ ዝጥዕምን ምግቢ፡ምስ ናይ ከባቢ ጣዕሚ ዘርኢ እዩ።

ካብ ዝተፈላለዩ ዓይነታት ሕብርታትን ዕንቁታት ዝስርሑ ኮይኖም መብዛሕቲኡ ደቂ አንስትዮ ነመመላክዒ ኢሎም ካብ ዝጥቀምሎም ሓደ ዝኮነ እንታይ ይብሃል ሸሙ ?

ኣብ ኢትዮጵያ ካብ ዝርከባ ክልላት ሓንቲ ናይ ሶማሌ ክልል ባንዴራ ኮይና ቆፃልን ፃዕዳ፣ ቀይሕ፣ ብጫ ኣብ ማእከሉ ናይ ምስሊ ግመል ዘለው እዩ። ናይ ክልል ሶማሌ ከድኩም ዶ ትፈልጡ?

ዝተፈላለየ ኣትክልቲ ዘለውዎ ሹቅ ደሚቁ ይርከብ ። እቲ ድንካን ብ ስነስርዓት ተቀሚጡ ኣሎ ። ዋጋ ናይዞም ኣቅሑት ሕድ ሕድ ክንደይ ይከውን ።

ሓንቲ ናይ ሓበሻ ክዳን ተከዲና ፈናጅል ኣብ ረኮበት ቀሪቡ ሕምባሻ ኣብ መሶብ ናይ ሕምመባሻ ካብ ላካ ዝተሰርሐ ኣሎ። እቲ ኣብ ግምባራ ዘሎ መጋየፂ እንታይ ይበሃል ?

ክልተ ዓይነት ዝተፈላለየ ማልያ ዝተኸደኑ ብሽክሌተኛታት ይነሓንሑ ኣለዉ፡፡ ኣብ መንጐኦም ነዊሕ ዝበሃል ርሕቐት የለን፡፡ እዚ ናይቲ ውድድር ጥንካረ የመልክት ዶ?

እዚ ብሓጺን ዝተሸፈነ ቆርቆሮ ዘለዎ ብእምኒ ዝተሃንጸ ገዛ ዘርኢ እዩ። ኣብ ጎኒ እቲ ገዛ ዓቢ ቆፎ ሓሰር ተደራሪቡ ኣሎ። ኩሉ ናይ ገጠር ህይወት! ገዛ እምኒ፡ ሳዕርን ተፈጥሮን ኣብ ሓደ ስእሊ ይረኣዩ ኣለው።

ብርክት ዝበሉ ሰባት ተሰብሲቦም ኣለዉ ገሊኦም ፍሽኽ ኢሎም ገለ ገሊኦም ድማ ፅውግ ኢሎም እንሄዉ ፡ እንታይ ዝገብሩ ዘለዉ ይመስለኩም ?

መርዓትን መርዓውን ተታሓሒዞም ናብ ኣዳራሽ እንዳኣተው መርዓት ቬሎ ተከዲና መርዓዊ ድማ ፀሊም ሱፍ ተከዲኑ ተዓደምቲ ደው ኢሎም እንዳጨብጨቡ እዮም። መርዓውቲ ምርኣይ ትብህጉ ዶ?

ናይ ፀጉራ ቅብኣት ን ክልተ ስዓት ኣሎ ። ናተን ስዓት ሕብሪ ድማ ወርቅማን ቀይሕን እዩ ። ናይቲ ቅብኣት ሕብሪ ድማ ቆፃል እዮ። እቲ ቅብኣት ስም እንታይ ይብል ?

ፀባቂት ባልትና እንካዕ ዳሕና መፃእኩም ዝብል ምስ ስልኪ ቁፅሪ ኣብ ባነር ኣሎ ። ኣንታይ ዕይነይት ንግዲ ተካይድ ኣበይ ቦታ ይርከብ ?

ፍሉይ ናይ ባህላዊ ኣደራሽ ናይ ዝተፈላለየ ዓይነታት ምግቢ ዝሓዘ ኮየኑ ብጣዐሚ ደስ ብሃልን ውቅብን ኣደራሽ እዩ። ኣብ ከተማ ኣክሱም ዝርከብ ኮይኑ እንታይ ይብሃል ሽሙ?

ዝተፈላለዩ ፍራምረታትን አትክልትን ምምጋብ ንጥዕናካ አድላይ እዩ፡፡ ንአብነት ብጫ ሕብሪ ዘለዎ ዱባ፣ ቀይሕ ሕብሪ ዘለዎ ማንጎ አፕል፣ ሊላ ሕብሪ ዘለዎ ወይኒ ፣ ቆፃል ሕብሪ ዘለዎ አራንሺን ዘይትሁንን ወዘተ ይርከቡዎም፡፡ ናይ ሓደ ኪሎ ዋጋ ወይኒ ክንደይ እዩ?

ዝተፈላለየ ቅርፂ ዘለዎም ናይ ላካን እድንቲን ውፅኢት ስራሕቲ ዝኮኑ፤ ከም ዋንጫ፣ ቅርጫትን ዕቅብን ዝበሃሉ አብ ጥቃ ብቆርቆሮ ዝተሰርሐ ገዛ ንክሽየጡ ተቀሚጦም አብ መልክዐኛ እምኒ ዝተነፀፈ ቦታ ይርከቡ፡፡ አየ ሞያ ማለት ብጣዕሚ ዝገርም እዩ፡፡

ዝተፈላለዩ ሽቶታት ዝተፈላለየ ዋጋ ዘሎውም ተደርዲሮም ኣለዉ ኣብ ዝርይኦም ድም መብራህቲ ዘይብሉ ዲም ላይት ኣሎ ። ዋጋ እቲ ሽቶ ብ ወረቀት ኣብ ባዕሉ ተለጢፉ ኣሎ ።

እዚ ጫማ ስፒል ዝበሃል ናይ ደቂ ኣንስትዮ ጫማ እዩ፡፡ መልክዑን ቅርፁን ደስ በሃሊ እዩ ንምርጋፅ ግን ምቹውነት የብሉን፡፡ ጉድኣት የስዕብ እዩ፡፡